እዚ ምስሊ እዚ እትሪእዎ ዘለኩም ናይ ሁራ ስነ ስርዓት እናተካየዱ ዝርከቡ መናአሰይ ዓብይ ዓዲ እዮም ኣብ ዓብይ ዓዲ ዝዝውተር ሁራ ይበሃል።

እዚ ምስሊ እዚ እትርእዎም ዘለኹም ናይ ባህላዊ ክዳን ተከዲኖም መርዓውን መርዓትን ናይ ወራድ መርዓ ስነ- ስርዓት እናካየዱ ይርከቡ፡፡ ባህላዊ መርዓ ስነ- ስርዓት ዝተፈላለዩ መጋየፅታት ዝወቀበ ናይ ትግራይ ባህሊ እዩ፡፡

ኣብዚ ምስሊ እዚ እትርእይዎ ዘለኹም ብናይ ኣእማን መንድቕ ዝተኸበበ መስጊድ ኢና ንምልከት ዘለና ኣብ ከባቢኡ እውን ኣእድጉን ክፋላት ማሕበረሰብን ይርኸብዎ።

ኣብዚ ምስሊ እዚ እትርኢዎን ዘለኹም ደቂ ኣንስትዮ ኣብ ናይ ልምምድ ስነስርዓት ፅቡቅ ዝኾነ ልምምድ ከም ዘሳለጣ ተሓቢሩ።

ኣብዚ ምስሊ እዙይ እትሪእዎ ዘለኹም ናይ ውፅኢታት ቆሎ ዝሽየጠሉ ድንኳን እዩ፡፡ ኣብዚ ብዝተፈላለየ መልክዕ ተዳልዩ ንማሕበረሰብ ይቐርብ፡፡

እዚ ምስሊ ቡን ንምስታይ ንጥቀመሉ ፍንጃል ይበሃል።

እዚ ምስሊ እዚ እትርኢዎ ም ዘለኩም ናይ ቅዱስ ሚካኤል ምስሊ ዘለዎ ናይ ኣመንቲ ኦርቶዶክስ ተዋህዶ ዝኮኑ ኣብ ከባቢ ከተማ ኣክሱም ዝርከብ መሸጣ ይርከብ።

ኣብዚ ምስሊ እዚ እትሪእወን ዘለኩም ካብ ቀደም ኣትሒዘን እስክዓ ሎሚ ውፍይ ዝኮና ንዓደን ንሃገረን እስክዓ ሂወተን ዝሃባ ኣዶ ብከምዚ ይዝከራ።

ኣብዚ ምስሊ እዚ እትርእይዎ ዘለኹም ተጋዳላይ ሓየሎም ኣረኣያ ዝተባህለ ኮይኑ ፍሉይ ኣጸዋውኡ ድማ ፈንቅል እንዳተባህለ ይጽዋዕ።

እዚ ምስሊ እዚ እትርእይዎ ዘለኹም ሰብ ኣብ ናይ ፖሎቲካዊ ዉድባት ዝነጥፍ ኮይኑ ፉልይ ዝኾነ ናይ ፍቅሪ ዓዱ ዘለዎ ሰብ እዩ።

እዚ ምስሊ እዚ እትእዎ ዘለኩም መእታዊ መውፅኢ በሪ ናይ ሓደ ኣብርሃ ዋኣፅባሃ ዝተባሃለ ቤት ትምህርቲ እዩ፡፡ ኣብ ውሽጡ ሓደ ተማሃራይ ይረአየና ኣሎ፡፡ ኣብ ጎኑ እውን ዝተፈላለዩ ክፍልታት ኣለዉ፡፡

እዚ ምስሊ እዚ እትሪእዎ ዘለኩም ናይ እናት ፈርንቸር ዝተባሃለ ኣብ ከተማ ኣክሱም ዝርከብ ናይ ስራሕቲ ጣውላ ውፅኢት ዝኮነ ናይ ጠረጴዛ ናይ ዕንፀይቲ ስራሕቲ ሓደ እዩ፡፡

አብዚ ምስሊ እዚ እትሪእዎ ዘለኩም አብ ከባቢ ከተማ አክሱም ዝርከብ ፉሉይ ናይ ምግቢ አዳራሽ አንቲካ ፍሉይ ቦትኡ እውን አብ ከተማ አክሱም ኢዛና መዘናግዒ ቦታ ይርከብ።

ኣብዚ ምስሊ እዚ እትርእዩዎ ዘሎኩም ብኮብልስቶን ምንፃፍ ዝተነፀፈ ፅርግያ ዝሓዘ ብፉሉይ ቦቱኡ ዳዕሮ ፕያሳ እንዳተባሃለ ዝፍለጥ ኣብ ከተማ አክሱም ዝርከብ ቦታ እዩ።

እዚ ምስሊ እዚ እትሪእዎ ዘለኩም ናይ ቅርፂ መስቐል ዝሓዘ ንደለይቲ መስቐል ፅሩብ እምኒ ዝተሰርሕ ዝተዘጋጀወ እዩ ።

እዚ ምስሊ እዚ እትረእይዎ ዘለኹም ናይ ካሮት መልሐፂ ዝጠቅም ምሳርሒ ኮይኑ እዚ መሳርሒ እዚ ድማ ንቡዙሕ ስራሕትታት ከም ዘቃልል ይሕብር።

እዚ ምስሊ እዚ እትርእይዎም ዘለኩም ኣቦ፣ ኣዶ ህጻዉንቲ ደቆም ሓቁፎም ይረአዩ:: ባህላዊ ናይ ኣከዳድና ናይ ትግራይ ባህሊ እንዳፋለጡ ይርከቡ።

ኣብዚ ምስሊ እዚ እትርእይዎ ዘለኩም ዝተፈላልዩ ውጽኢታት ቅብአታት ናይ ደቂ ኣንስትዮ መመላኽዒ ፀጉሪ ናይ ቆርበት ቅብኣታት ዝሓዘ እዩ።

እዙይ ምስሊ እዚ እትሪእዎ ዘለኩም ቤተ-ክርስትያን ብፍሉይ ናይ ኣግራብ ዝማዕረገ ኮይኑ ኣብ ከበቢ ትግራይ ድማ ይርከብ ፡፡

እዚ ፅርግያ እትሪእይዋ ዘለኩም ናይ አምቡላንስ መኪና ካብ ዳዕሮ ሓፊሽ ናብ ከተማ አክሱም እንትትጓዓዝ ዘርኢ ምስሊ እዩ።

ኣብዚ ምስሊ እዚ እትሪእዋ ዘለኹም ጐርዞ ብናይ ባህሊ ትግራይ ወቂባን ማዕሪጋን ብናይ ዝተፈላለዩ መመላኽዒ ብፍሉይ ዝኾነ ቁናኖ ማዕሪጋ ትርአ ጐርዞ እያ፡፡

እዚ ምስሊ እዚ እትሪእዎም ዘለኩም ኣብ ናይ ትግራይ ዋዕላ ብዝብል ኣብ ዝተዳለወ እናዘተዩ ዝርከቡ ፍሉያት ፍቕሪ ሃገር ዘለዎም ሰባት ከዓ እዮም።

እዚ ምስሊ እዚ እትርኢዎም ዘሎኩም ኣብ ዩኒቨርስትታት ትግራይ ኣብ ፀገም ህዝቢ መሰረት ገረን ክሰርሓ ይግባእ ። ዩኒቨርስትታት ተሳትፎ ክህልወን ይግባእ ኢሎም መደረ እንተስምዑ ዘርኢ ምስሊ እዩ።

ኣብዚ ምስሊ እዚ እትርእይዎ ዘለኹም ኣብ ሳሙና ፋብሪካ ዝተብሃለ ኣብ ከተማ ኣክሱም ዝርከብ ናይ ሳሙና መምረቲ ትካል እዩ።

እዚ ምስሊ እዚ እትሪእዎ ዘለኩም ዘይትሁን ዝተባሃለ ተኽሊ እዩ እዚ ኣብ እንበልዐሉ እዋን ብፅሩይ ማይ ዝተሓፅበ ክኸውን ኣለዎ። ዘይትሁን ንጥዕና ወዲ ሰብ ኣዝዩ ጠቃሚ ተኽሊ እዩ፡፡

አብዚ ምስሊ እዚ ትሪእይዎ ዘለኩም ሰብ ብናይ ዝተፋላለዩ ንጥፈታት ሕርሻ ዝሳማረ ኮይኑ ብናይ መስመር ዝራእቲ ናይ ፉል እናዘርአ ይርከብ።

ኣብዚ ምስሊ እዚ ትርኢእዎ ዘለኩም እንጀራ ንናይ በዓል ሕዳር ፅየን መሕለፊ ብ ፍርፍር መልክዕ ኣዴታትና ኣቅሪበን ኣዘጋጀኒኦ እኒሄዋ::

እዚ ምስሊ እዚ እትሪኢዎ ዘለኩም ናይ ውፂኢት ቅብአትን ዝተፈላለዩ መመለክዕታትን ዝረእዩ እንትኮኑ አብ ከባቢ ከተማ አክሱም አብ ዝርከብ ድንኳን ድማ ይርከቡ፡፡

እዚ ምስሊ እዙይ አትሪእዎም ዘለኹም ቀንዴል ዝተባሃለ መፅሓፍ ኣብ ሓቀኛ ታሪክ ዝተደረኸ ልበ ወለድ ዝሓዘት መፅሓፍ እያ።